ኣግስም ዎቴል ከብቶም ኣ ቤይታት ናይ ትግራይ ኣቤይት ዎቴላ ትዘተባለ ሓደ ኾይኑ ኣብ ከጥማ መቕለ ዘርቀብ ንእስታት ብዙኅ ዓመታት ልሠርሐ ኾይኑ ከም ዋኛ ገንዳ ጥብሳ ጥሢ ኃይናንድ ማይ ብዙኃት ነገር ዝኃዚ እዩ።